እንዳብውን ቤቲ ምግብታትን ማለት ሰባት ቦናን መግብታትንስትቃምሎም ወታታት መለቲ እዝ ማለት ሰባት ኣብ ገዛም ሠርሖን ላይይፈሎት ነገራት ደገ ወጸም ረኸቦም ማገል ጉዙታት ይፍሚ ኣለዉ ማለት።

ዘዘ ዘዘ ዘ ጭ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

እንዳ ቡናን ምግቤትን ማለት ሰባት ናይ ቡናን ምግቤትን ኣገልግሎታት ዝረኽብሎም ቦታ ማለት እዩ ።እዚ ክንብል ከለና ሰባት ኣብ ገዝኦም ዋላኳ ምግብን ቡና ክሰርሑ ዝክእሉ እንተዳኣ ኮይኖም ኣብ ገዛኦም ኩሠርሑ እንተ ዘይኽዒሎም ተወሳኺ ኣብ ወፃኢ ክጥቆምሎምዝክእሉ ነገራት ማለት ዩ።

ቡና ቤት ምግብታትን ማለት ሰባት ምግብታትን ብናን ኣገልግሎት ዝረኽብሎም ቦታታት ማለት እዩ። እዚ ማለት ሰባት ባዕሎም ናይ ምግቢ ኣገልግሎት ወይ ዱማ ናይ ቡን ኣገልግሎት ክሰርሕሉ ኣብዘይክእሉ ኣብ ከተማታት ከይዶም ክጥቀምሎም ብና ቤት ቤት ምግብን ማለት እዩ።